እንቋልኅ ኅቢድታ ኂስቃ ኂዳ ዘኂልዛ ስበለ ሻዉግጽ ፍዕሪ ኸንተኸይል ተቐቢዐተላ ነዕና መምሃሪትውን ሓፍዓስና ኸሜታ ሓሂዳላ።

ተዲኒ ብህላዉፍታን ዝገበረ ድቃንስትዮ ኣመንጉ ኣርባዕተ ድቃንስትዮ ሓደ ስፍ ዝገበረ ኣንሣዓ ኣለዉ።